ንእሽቶ ጻዕዳን ሐምላይን ሳንዱቕ ትቕልቀል። ኣብቲ ሳጹን "Flower ENDORSING INK" ዝብል ጽሑፍ ተጻሒፉሉ ኣሎ። እዚ ቀለም ንመዕሸጊ ዝውዕል ዶ ይመስለኩም?

ብጥዕሚ ምችው ዝኾነ ናይ ሓደ ሆቴል ባር ይርአ ኣሎ፡፡ እዚ ክፍሊ መስተ ዝቐርበሉ እዩ፡፡ እዚ ክፍሊ ልዕሊ ካልእ ክመላካዕ ይግብኦ፡፡ ስለምንታይ?

ኣብ ዓብይ ኦም ፅቡቓት ናይ የወይን ጠጅ ዓይነት ሕብሪ ዘለዎን ኣዕዋፍ ተሰቒለን ኣለዋ ፡ እዞም ኣዕዋፍ ኣብ መዓዝ እዋን እየን ዝረኣያ ?

እዚ ናይ ትግራይ ተገዳላይ እንትከውን እዚ ኣብ ማእገሩ ሽርጥ ዝገበረ እንትከውን ቁፅል ዝበለ ጅባ ዝገበረ ኮይኑ እዚ ሰብ እዚ ሕብሪ ገፁ ድማ ዕልም ዝበለ ንትከውን እዚ ተጋዳላይ መን ይብሃል ሽሙ?

እታ ንእሽቶ ቱቦ ሱፐር ግሉ ቅልጡፍ ጽገናን ምስ ዝተፈላለዩ ንብረታት ድልዱል ምትእስሳርን እትህብ መሳርሒ እያ። ንመዓልታዊ ጽገናታት ኣገዳሲ መሳርሒ ይመስል። እዚ ሱፐር ግሉ ክሳብ ክንደይ ቅልጡፍ እዩ ዝነቅጽ?

እዚ መንፈሳዊ ቦታ እዚ ኽሳዕ ክንደይ ጽብቕቲ እዩ! ጻዕዳ ክዳን ዝለበሱ ኣሕዋት ብሰላም ኮፍ ኢሎም ኣለዉ። ሓደ ካብቶም ኣሕዋት ቴለፎኑ ኣብ ምጥቃም ተጸሚዱ ዘሎ ይመስል። እዞም ኣሕዋት ኣብ ቤተ ክርስቲያን ክንደይ ሰላም ይረኽቡ?

ሓደ ዓብይ ናይ ሃይማኖት አቦ ዝኮኑ ፃዕዳ ተከዲኖም ነፀልኦም ተዓጢቆምን ሓደ ኢዶም አውፂኦም አብ ሓምለዋይ ሳዕሪ ዘለዎ ከውሒ ገዳም ጠጠው ኢሎም ይርከቡ፡፡ እዚ ገዳም እንታይ ተባሂሉ ይፍለጥ፡፡

እቲ ሰብኣይ ሰማያዊ ስረ ተኸዲኑ ፕላስቲክ ጥርሙዝን በትሪን ሒዙ እዩ፤ እዚ ድማ ህዝቢ ነቲ ኣንበጣ ካብ ግራውቱ ከባርሮ ዲሒኑ። እቲ ኣብ ስእሊ ሰብኣይ ነቶም ኣብ ድሕሪት ዝነበሩ ብዙሓት ጣንጡ ንምስጓግ እንታይ ዓይነት ኣቑሑት እዩ ተጠቒሙ፧

የሚታዩት ሁለት ወንዶች ሲሆኑ፣ ለመስኖ የሚሆን ቦይ ወይም የውሃ መስመር ለመቆፈር የኅብረተሰብ ሥራ አካል ሆነው እየሰሩ ነው። የአፈርና ውሃ ጥበቃ ተግባራትን ለመደገፍ በሚደረጉ የልማት ሥራዎች ላይ የተለመደ ነው። ለአካባቢው ማኅበረሰብ ምን ዓይነት ጥቅሞችን ያስገኛል?

ኣብ ኢትዮጵያ ካብ ዝርከቡ ናይ ዕፀዋት ማዕከላት አቲ ሓደ እንትኸውን ኣብዚ ከምዚ ዝበሉ ቦታታት እቶም ኣብ ምጥፋእ ዝርከቡ ናይ ጥንቲ ዝራእቲ ዘለዎም ዕፀዋት ዝራብሑሉ ቦታ እዩ።

ዝገርሙ ናይዚ ዘመን ዝተፈላለዩ ናይ ጽላሎት ሕብርታት ዘለዎም ዓይነታት ኣምፑላት፤ ጸሊም፡ ብጫ ኣስራዚን ብራሽ ዝተገብረሉ ነሓስን ሓዊስካ ይራኣዩ ኣለው። እዞም ኣምፑላት ንእንታይ ዓይነት ውሽጣዊ ዲዛይን ቅዲ እዮም ዝበለፁ?

ሱፍ ተኸዲኖ፣ ጋቢኦም ኣወንዚፎም ዝርአዩ ኮርዒዳ ሰብኣይ እኔዉ፡፡ እዞም ኮርዒዳ ሰብኣይ ጋቢ እንተዘይድርቡ ግርማ ሞገሶም ከምቲ ሕዚ ዝኔዉዎ ክኸውን ምኸኣለ ዶ?

መብልዒት ሸሓነ ቕፅፅ ኢሉ ዝተላለየ ዓይነታት ምግቢ ተቐሪቡ ኣሎ ፡ ከብኣቶም ዝበሰለ እንቛቑሒ፣ ካሮት ን ካልኦት ሓምልታት'ውን ኣለዉ ፡ ኣብቲ ፃሕልታት ዘሎኸ እንታይ ይኸውን ?

ብዙሓት ሰባት ንጣዕሚ ቃንጫ መሸላ የድንቑ እዮም፡፡ ሓንቲ መንእሰይ ቃንጫ መሸላ ትሓይኽ ኣላ፡፡ ንሳኻትኩም ንጣዕሚ ቃንጫ መሸላ ኣስተማቒርኩምዎ ዶ ትፈልጡ?

ናይ መኪና ጐማ መፅንዕን መፍትሕን መሳርሒ ይርአ ኣሎ፡፡ እዚ መሳርሒ ኣብ እንዳ ጐሚስታ ዝርከብ እዩ፡፡ ንምዃኑ እዚ መሳርሒ እንታይ ይበሃል?

ኣብ ትግራይ ውሽጢ ኣብ ሓደ እዋን ኣብ ዝነበሩ ኣንበጣ ዝብሃሉ ንብሳት ኮይኖም ኣብ እዋን ኣዝመራ ዝሕፈሰሉ ወቅቲ ዝመፅኡ እዮም ።

ኣብዚ ቀይሕ ሕብሪ ቀለቤታት ቱናኦማኣፕ ኣብ ቅድሚት ድኳን ይራኣዩ ኣለዉ። ብዙሓት እዮም ኣብ ላዕሊ ድማ ብእንግሊዝኛ “ጽኑዕ ቀሊል ስጋ ቱና” ዝብል ቃላት ተጻሒፉ ኣሎ። ኣብዚ ዘለዉ ኣቑሑት እንታይ ዓይነት ምግቢ እዮም ሒዞም?

ኢትዮ ቴሌኮም ሎማዓንቲ ብ ንእሽቶይ ቆጢቦም ፅባሕ ብ ዓብዪ ይሸለሙ ዝብል ቴሌ ብር የፋልጥ ኣሎ ። ናይ ቴሌ ብር ጥቅሚ እንታይ እዩ ?

እዚ እስቶፕ ወይ ዓባይ ኤለክትሮኒክስ ኮይና ምድጃን ብውሽጣ ድማ ዝኮነ ናይ ቅጫ ነገር መብሰሊ ዘለዋ ማሽን እያ። እዛ ማሽን ድማ ብጣዕሚ ክባር እያ።

ኣብዚ ቀጠልያ ቆርቆሮ ዘለዎም ናይ ትምህርቲ ወይ ኢንስቲትዩት ህንጻታት ዝመስሉ ተበጻሒ ህንጻታት ተዘርጊሖም ኣለዉ። ብጸጋም ኣሰር ዘይብሎም ዓበይቲ ተወለድቲ ህንጻታት ይረኣዩ፣ ኣብ ርሑቕ ድማ ኣኽራናዊ መሬትን ብሕርሻዊ መሬት ዝተሸፈነ ሓምላይ ግራትን ይርአ።

ቀጠልያ ሆላንዳዊ ፎርኖ ድስቲ ብሓጺን ዝተሰርሐ እዩ። መኽደኒን መትሓዚን ብኽልቲኡ ወገን ኣለዎ። እዚ ድስቲ ንዝሕታለ ምብሳል፡ ምብሳልን ምጥሓንን ብሉጽ ኮይኑ፡ ምግብታት ርጥብን ጥዑምን ይገብሮም።

እዚ መንደቕ እምኒን ኣብ ማእከሉ መንደቕ ዘለዎ ቅስትን ይርአ። ኣብ ዙርያ እቲ ቅስትብዙሕ ፋሕ ዝበለ ኣእማን ኣሎ፣ ኣብ ልዕሊኡ ድማ ልዑል ጻዕዳ ጨርቂ ተዘርጊሑ ኣሎ። ኣብ ጎድኑ ብጸጋምን የማንንዝተሃንጸ መንደቕ እምኒ ኣሎ። እቲ መሬት ብሓመድን ብውሑድ ጸጸርን ዝተሸፈነ እዩ።

መጋየፂ፦ እቲ ዝነበረ መልክዕ በሊፁ ንክረኣን ብዝተፈላለዩ ነገራት ከይጉዳእ ዝተፈላለዩ መጋየፂታት ምጥቃም ይከኣል። ካብዚኣቶም ድማ ፤ናይ ቆርበት ና መጋየፂታት ዝኮኑ ኮኮናት ሎሽን፣ ቶፕ ሎሽን፣ ቫቲካ ቅብኣት፣ ናይ ዕረ ቅብኣት ወዘተ... ኣለው። ንስኹም ትጥቀምሎም ናይ ቆርበት ሎሽን እንታይ እዩ?

ምስ ኢትዮጵያዊ ውድድር ዓባይ ጉያ ዝተኣሳሰሩ ዜናታት ይርኢ ኣሎ፤ ኣብ ስእሊ ዘሎ ኣትሌት ኣበ ጋሻው እዩ፣ ኣብ ውድድር ደቂ ተባዕትዮ ሰለስተ ግዜ ብምዕዋት ተመሳሳሊ ታሪኽ ዝሰርሑ ካልኦት ኢትዮጵያውያን ኣትሌታት መን እዮም?

መብዛሕትኦም ቈልዑ ኣብ ኣዝዩ ነዋሕቲ ዕንጨይቲ ደው ኢሎም እንትኮኑ፣ ኣካላቶም ብፃዕዳ ቀለም ተቀቢኦም መብዛሕትኡ ግዜ ኣብ ገለ ባህልታት ቀቢላታት ኣፍሪቃ ንፅምብል ምርኢት ወይ ባህላዊ ፀወታታት ይጥቀሙሉ።

ሓደ ሙስሊም ኣብ ርእሱ ቀዊዕ ዘለዎ ኣብ የማናይ ኢዱ ቀለበት ዘለዎ ማይክ ሒዙ ይዛረብ ኣሎ ። ናይ ሙስሊም እምነት መዓዘ ተጀሚሩ ?

ካብ ቁናኖታት ኣሸንዳ ሓደ ቀጭን ተቆኖና ባህላዊ ክዳን ጀርሲ ተከዲና ብዝተፈላለዩ ዓይነታት መስቀላት ብናይ ባዕላ ጨጉሪ ዝተቆነናት እያ። ስለዚ ብናይ ባዕልና ነገር ክንሕበን ይግባእ።

እዚ ወዲ ኣከዳድንኡ ይኹን መልክኡ ናይ ኩናማ ብሄረሰብ እዩ ዝመስል እቲ ዝሰትዮ ዘሎ ብባህለዊ ዝዳለው መስተ እዩ እንታይ ይበሃል ?

ብወለድና ዘይነበረ ናይ ገዓት ዝበሃል ባእድ ስርዓት ንርኢ ኣለና፡፡ ገለብ ዝነበረ እዩ ብኸምዚ መድረኽ ዝዳለወሉ ግን ኣይነበረን፡፡ ባህልና ከመይ ይበላሾ ከምዘሎ ንርኢ ዶ ኣለና?

ዝተፈላለዩ ናይ ፋብሪካ ውፅኢታት ኮይኖም ንምግበንት ዝውፅሉ እዮም ኣዝዩም ፍልይ ዝበለ ጣዐሚ ድማ ኣለዎም። ተኣኪቦም ኣበይ ቦታ እዮም ዝርከቡ ?

ብርክት ዝበሉ ዝተዓሸጉ ታኒካታት ዝተፈላለየ ፅሑፍን ሕብሪን ዘለዎም ምግቢታት ኮይኖም፤ አብ ፃዕዳን ሓመደዋይ ሕብሪ ጣውላ ተደርዲሮም ይርከቡ፡፡ ንሓደ መርቲ ታኒካ ዋጋ ክንደይ ይኸውን?

ካብ ዓሌላት ኣሕምልቲ ሓደ ዝኾነ ካብሎ ይርአ ኣሎ፡፡ እዚ ምግቢ ኣብ ኣልጫ ፀብሒ ብበዝሒ ይኣቱ፡፡ እንተይበሰለ ብጥሪኡ ኸ ክብላዕ ይኽእል ዶ?

ካብ እንስሳ ዘገዳም ሓደ ዝኮነ ኢምፓላ ዝበሃል ነዊሕ ጥውይዋይ ቅርፂ ቀርኒን ቀይሕ-ቡናዊ ቆርበት፣ ፃዕዳ ሕብሪ ኣብ ትሕቲ ከብዱን ቀጢን ኣካላትን ነዊሕ እግርን ዘለዎ እዩ።

እቲ ጭራ መዳበርያ ኣብ ጎኒ ፕላስቲክ ሰማያዊ መንበርን ኣብ መሬት ዕምባባ ቅርጺ ዘለዎ ምንጻፍን ኮፍ ኢሉ ይርከብ። እዚ ጻዕዳን ልስሉስን ዝመስል ነገር መንጽቢት ክኸውን ዝዓለመ እንተኾይኑ፡ ካብ ምንታይ ዓይነት ንብረት ክስራሕ ይኽእል?

ናይ DW ኣህጉራዊ ፈነወ ሬድዮ ዜርኢ ናይ ተሌቪዥን ምስሊ እዩ ።እቲ ኣብ ስክሪን ዘሎ ትርኢት ጥንታዊ ዑናታት እምኒ ወይ ዝተባላሸወ ህንጻታት ዘለዎ ገጸ-ምድሪ እዩ ዝመስል።

እቲ ከባቢ ደረቕን ኣኽራናትን እኳ እንተኾነ ኣብ ዙርያ እቲ ሎጅ ግን ኣታኽልትን ገለ ቁጥቋጥን ኣሎ። እቲ ሎጅ ብቐንዱ ንእንታይ ዓይነት ቱሪዝም እዩ (ናይ ቤተክርስትያን ምብጻሕ ወይ ዋዕላ) ዝውዕል?

እዚ ናይ ኢይዮጵያ ምርት ዝኮነ ኣብ ትግራይ ዝርከብ ዓብይ ትካል እዩ ። ራያ ቢራ ሽፋኑ ቆፃል፣ ወርቃማን ፅሑፍ ዘለዎ እዚ ትካል መዓዝ ዓ/ም ተከፊቱ ?

ብዳንኤል ተስፋይ ዝተደረሰት" ናብ ዕረፍቲ ምእታዉ" ዝብል ርእሲ ዘለዋ መፅሓፍ እኔቶ፡፡ ምስ ርእሳ "ኣብዛ ማዕበል ዝመልኣ ዓለም ብዕረፍቲ ምንባር ይከኣል እዩ፡፡" ተወሳኺ ሓተታ ተቐሚጡ ኣሎ፡፡ እዚ ሓተታ እንታይ የመላኽተና?

ኣብ መድረኽ ከም እኒ መሶብ፣ ጭራዋጣ፣ ሰተታ፣ መሽረፈት፣ ጊባቦ ወዘተ ዝኣምሰሉ ውፅኢት እደ ጥበባት እኔዉ፡፡ እዞም ጥበባት ናብ ምድረኽ ክመፁ ዝተደለየሉ ዕላማ እንታይ ይኾን?

ብዙሓት ናይ ግብርና ስራሕቲ ዝጠቅማ ዘመናውያን መሳርሕታት ኮይነን ሓደ ወዲ ኣብኡ ተሰቂሉ ኣሎ ። ሕብረን ቆፃልን ቢጫን ሕብሪ ዘለዎ እየን እዚአን እንታይ ይበሃላ ?

እዚ ከም እንዕዞቦ እዚ ጕጅለ መንእሰያት ኣብ ዙርያ እቲ ሓድሽ ዝተሃንጸ ማይ ወይ ናይ ሓባር መትረብ መትረብ ዝመስል ቦታ የርኢ። ካብ ስሚንቶ ዝተሰርሐ ሓያሎ መትሓዚ ማይ ተተኺሉ ኣሎ።

ሕብራዊ ዝተለመፀ መንደቅ ዝተፈላለዩ ናይ መላእክትን ፃድቃናትን ስእሊ ዘለዎ ናይ ቤተ ክርስትያን መንድቅ ብጣዕሚ ደስ በሃሊን ሰሓባይን እዩ፡፡ እዚ ዝተፈላለየ ሕብሪ ዘለዎ ቀለም ዝተቀለመ መንደቅ ብበዝሒ ብጫ፣ ፀሊምን ፃዕዳን አለዎ፡፡

እዞም ሰብኣይ ዶክተር ብርሃኑ ነጋ ይበሃሉ፡፡ ኣብዚ ሕዚ እዋን ትምህርቲ ሚኒስተር ኮይኖም እናሰርሑ እዮም፡፡ እዞም ዓብዪ ምሁር ብኻልእ ብምንታይ ይፍለጡ?

ስኒ ዪኒየን ዝብል ብፍሩይ ዝተፀሓፈ ናይ መፋለጢ ፅሑፍ እኒሀ፡፡ እዚ መፋለጢ ብዘየዳግም ተነፂሩ ዝርአ እዩ፡፡ እዚ ድማ ብሓቂ ቅቡል እዩ፡፡

ኣብ እዋን ክረምቲ ካብ ክልል ትግራይ ዞባ ምብራቅን ከባቢኣ ንምግብ ነት ብበዝሒ ዝጥቀምሉ በለስ እዩ። ስለዝኾነ ድማ ተምሃሮ ኣብ እዋን ዕረፍቶም በለስ ብምሻጥ ንደብተርን ቢሮም መግዝኢ የተኣካክቡ እዩም።

ኣብ ጐማ ስተዓሸገ ባዝሊን ዝበሃል ቅብኣት ይርአ ኣሎ፡፡ ባዝሊን ናይ ቆርበት ቅብኣት እዩ፡፡ እዚ ቅብኣት ንቖርበትና እንታይ ዓይነት ረብሓ ይህብ?

እዚ ዝተፈላለየ ሕብሪ ዘለዎም ዩኤስቢ ፍላሽ ድራይቭ ኣለዉ። ነፍሲ ወከፍ ፍላሽ ጻዕዳ ኮይኑ ሕብራዊ ቆቢዕ ኣለዎ። እተን ፍላሽ ድራይቭ“ዓይኒ ካሜራ”ዝብል ቃላትን ምልክት ዓይኒ ካሜራን ተገይሩለን ኣሎ። ነፍሲ ወከፍ ፍላሽ ድራይቭ ኣብ ናይ ገዛእ ርእሱ ቆቢዕ ተተሓሒዙ ይርከብ።

ኣብ ወሰን ጽርግያ ደው ኢላ ዘላ ጻዕዳ መጉሓፊ መኪና ኣላ። ኣብታ ናይ ጽዕነት መኪናን ኣብ መሬትን ጐሓፍ ተደራሪቡ ኣሎ። ክልተ ብጫ ክዳን ዝተኸድኑ ሰባት ይረኣዩ። እቶም ኣብ ስእሊ ዘለዉ ሰባት እንታይ ይገብሩ ኣለዉ?

እዚ መጽሓፍ **"ባሕር-ኢ-ኢሰነክ"** ዝብል መጽሓፊ፡ ቅደም ተኸተል ዘመንን ስነ-ፍልጠታዊ ምስጢራትን ናይ ኢትዮጵያ ኦርቶዶክሳዊት ተዋህዶ ቤተክርስቲያን ዝትንትን እዩ። "ባሕረ-ኢሰነክ" ዝብል ቃል ካብ ኣየናይ ጥንታዊ ቋንቋ እዩ ዝመጸ?

እዚ ጽቡቕ ስፍራ ኣታኽልቲ ወይ ገጸ-ምድሪ ዘለዎ መናፈሻ የርኢ ።ኣእዋማትን ስየ ከምኡውን ካልእ ልሙዕ ቀጠልያ ኣትክልቲ ኣብ መገዲ ተዘርጊሑ ኣሎ።

ኣብዚ ሕዚ እዋን ኣብ ዓበይቲ ከተማታት ናይ ህፃውንቲ ቤት ፅባቐታት እቶም ህፃውንቲ እናተፃወቱ ንክፀባበቑ ተገይሩ እናተሰርሑ እዮም። ኣብ ከባቢኹም ኸ ንህፃውንቲ ዝኾኑ ቤት ፅባቀታት ኣለው ዶ?

ኣብ ወሰን ፅርጊያ ገዘፍቲ ናይ ስየ ተኽሊ ይርአዩ ኣለዉ፡፡ እዞም ስየ ግን ብግቡእ ዝተታሕዙ ኣይኮኑን፡፡ እቲ ደረቕ ጨንፈሮም ኣይተወገደን፡፡ ስየ ብግቡ እንተተታሒዙ ፍሉይ ፅባቐ ከምዝፈጥር ትፈልጡ ዶ?

ፓናሶኒክ ምልክት ገመድ ኣልቦ ስልኪ ምስ መልሲ ማሽን። እታ ስልኪ ጸላም ኮይና፡ ኣብ ዲስፕለይ ናይታ ስልኪ ሰዓትን ዕለትን (Dec. 31, 12:00AM) የርኢ። ንፓናሶኒክ ስልኪ ካብ ካልኦት ተመሳሰልቲ ሞዴላት ፍልይቲ ዝገብራ ቀንዲ ባህሪ እንታይ እዩ?

ናይ ማሕበር ልምዓት ትግራይ ኣርማ ይርአ ኣሎ፡፡ ኣብቲ ኣርማ ኢድ ንኢድ ዝተተሓሓዙ ሰባት ይርአዩ ኣለዉ፡፡ እዚ ድማ ንሕበር ማለት እዩ፡፡

ኣብ ዝኾነ ልምሉም ቦታ ብዙሓት ደቂ ኣነስትዮ ኮፍ ኢለን ናብ ዝኾነ ኣንፈት እናረኣየ ናይ ፍሽክታ ምልክት የርእያ ኣለዋ፡፡ እቲ ፍሽክ ዘብለን ዘሎ እንታይ እዩ?

ወተሃደራዊ ወይ ወተሃደራዊ ክዳን ዝለበሰ ሰብኣይ ይረአ። እቲ ሰብኣይ ብሕብሪ ባንዴራ ኢትዮጵያ ዝተሰርሐ ሳእኒ (ቀጠልያ፣ ብጫ፣ ቀይሕ)፣ ቆቢዕ፣ መዳልያ፣ ሴፍ ተኸዲኑ ኣሎ።

ቆፃል ሕብሪ ዘለዋ ሓምለወይቲ ተክሊ ቆፃልን ቀይሕን ሕብሪ ዘለዎም ፍረታት አውፂአ አብ ሓመደዋይ ፀሊም መሬት ወዲቃ ትርከብ፡፡ እዛ ተክሊ ጉልዒ ተባሂላ ትፍለጥ፡፡

ዝተፈላለዩ ጫማታት ናይ ደቂ ተባዕትዮን ደቂ ኣንስትዮን ህፃውንትን ዝሽየጠሉ ቦታ እዩ። ጫማ ንደቂ ሰባት ኣድላይ ካብ ዝባሃሉ ሓደ ምኳኑ ትፈልጡ ዶ?

እዚ ግራት ፍርቑ ተዘሪኡ በቑሉ ኣሎ ፍርቑ ድም ይሕረስ ኣሎ እቲ ሓደ ሰብኣይ ይሓርስ እዩ ዘሎ እቶም ሓደ ግን ጠጠው ኢሎም ኣለዉ ፡ እንታይ ዝዕዘቡ ዘለዉ ይመስለኩም ?

ጉልዒ ዝበሃል ተኽሊ ይርአ ኣሎ፡፡ እዚ ተኽሊ ብዙሕ ቅብኣት ዝህብ ፍረ ዘውፅእ እዩ፡፡ እዚ ፍረ ንምንታይ ዓይነት ግልጋሎት ይውዕል ይኾን?

ሰባት ካብ ዝተፈላለዩ ማተርያላት (ዓይነታት) ዝተሰርሑ መተርኣሳት ይጥቀሙ። ንኣብነት ካብ ዝተፈላለዩ እንስሳታት ፀጉሪ ዝስርሑ፣ ካብ ኣስፖንጂን ጡጥን ከምኡውን ኣብ ሓደ ሓደ ከባቢታት ብዕንፀይቲ ዝተሰርሑ መተርኣሳት ይጥቀሙ እዮም።

ናይ ቢራ ካሳ ዝፀዓነት ብሰብ ትድፋእ ዓረቢያ ትርአ ኣላ፡፡ እዛ ዓረቢያ ንምድፍኣ ምችዉቲ እያ፡፡ ሰባት በዛ ዓረቢያ መስተ እንዳዞሩ እንተከፋፍሉ ርኢኹም ዶ ትፈልጡ?

ኣብ ዝባና እሳራ ዕንጨይቲ ዘንጠልጠለት ድልድልቲ ሰበይቲ ትርአ ኣላ፡፡ ናይ ገጠር ሰባት ናብ ገዝኦም ዝራይ ኢዶ ክኣትዉ ኣይደልዩን፡፡ ስለምንታይ ይመስለኩም?

ኣብ ደረቕን ጎቦታትን ዘለውዎ ቦታ ኮይኑ፡ ኣትክልቲ ዘይብሉ እቲ ውድድር ኣብ በዳሂ ሃዋህው ከም ዝካየድ ዘሎ ይሕብር። ከምዚ ዝኣመሰለ ውድድራት ብሽክለታ ኣብ ቅድድም ብሽክለታ ኣገዳስነት ብቕዓትን ጽንዓትን ብኸመይ የጉልሕ?

ሰባት ባህላዊ ስነ-ስርዓት ቡን ክገብሩ ይረኣዩ። ሰባት ኣብ ዙርያ ሓንቲ ንእሽቶ ዕንጨይቲ ጠረጴዛ ኮፍ ኢሎም ቡን ክሰትዩ ይረኣዩ። እቲ ቡን ኣብ ባህላዊ ጀበና (መኽዘን ቡን) እዩ ዝቐርብ፣ እዚ ቡን ክሳብ ክንደይ ጥዑምን ሽታ ዘለዎን ክኸውን ይኽእል?

ኮስታራ ጣዕም ዝብል መፋለጢ ዝተፃሕፎ ሓበሻ ቢራ ናብ ብርጭቆ ተቐዲሑ ይርአ ኣሎ፡፡ እዚ ዓይነት ቢራ ኣብ ምንታይ ከባቢ ዝምረት እዩ?

እዚ ኣብ ሓደ ድኳን ዝተዘርግሑ ዝተፈላለዩ ናይ ምቁራት ኣቑሑት ዘርኢ እዩ። ማርስ ቸኮሌት ባር፡ስኒከርስ ቸኮሌት፡ኪንደር ጆይ፡ ከምኡ’ውን ኤክስትራ ጃም ይረኣዩ። እዚ ንጥፈት እዚ ነቲ ናይቲ ድኳን መሸጣ ዝርዝር ይጠቅም። ካብዞም ምቁር መግቢ ኣየናይ ኢኻ ዝበዝሕ ግዜ እተፈቱ?

አብ ትግራይ ካብ ዝርከቡ ድምፃውያን ሓደ ፅጋቡ እንትኮውን ንፈተውቱን አድነቅቱን ብርክት ዝብለ ደርፊ ዘበርከተ ድምፃዊ ኮይን ንነዊሕ ዓመታት ብድምፃዊ ዝስርሐ እዩ።

እዚ ዝርአ ዘሎ ምስሊ መስጊድ ነጋሽ ኮይኑ ኣብ ከባቢ ውቅሮ ክልተ ላዕልዎ ዝርከብ እዩ። እዛ ሓንቲ ትርአ ዘላ ምስሊ መስጊድ ነጋሽ ኣብ ዝሓለፈ ብዝነበረ ኩናት ከቢድ ሓደጋ በፃሕዋ ከምዝነበረ ይፍለጥ።

ናይ ኦሮምያ ባህላዊ ኪዳን ዝተከደና ደቂ ኣንስትዮ ብ ዝገሪም ፍሽክታ ኣብ ኢደን ሕድ ሕደን ዕምበባ ሒዘን ባህላዊ ኣቅሓ ሒዘን ኣለዋ ።

ብኣርተፊሻል ጸጉርን ቡናውን ሕብሪ ዝተሰርሐ ቅዲ ጸጉሪ ጓል ኣንስተይቲ ዘርኢ እዩ። እቲ ቅዲ ጸጉሪ ነዊሕ ጅማትን ልሕሉሕ ቁርጽራጽ ጫፋትን ኣለዎ። እቲ ቅዲ ጸጉሪ እንታይ ሕብሪ እዩ ዝረአ?

ክልተ ደቒ ኣነስትዮ እታ ሓንቲ ዙርያ ዝበሃል ባህላዊ ክዳን ሓበሻ ተኸዲና ኣላ እታ ሓንቲ ድማ ፃዕዳ ጋጉን ደሪባ ኣላ፡ እዘን ሰብ ሓደ ዓይነት ሃይማኖታዊ እምነት ዘለዎን ' ዶ ይመስላስ ኣይኮናን ?

ኣብ ትግራይ ትራንስፈርሞናትን ናይ መብራህቲ ቦላትን እቲ ኩናት ካብ ዘብፅሖ ጉድኣት ብተወሳኪ ኣብቲ ከባቢ ብዘለው ስራሕ ዘይፈትዉ መናእሰያት ኣብ ዝተፈላለዩ እዋናት ብዘጋጥሞ ጉድኣት ኣብ መንግስቲ ይኹን ኣብ ህዝቢ ዓብይ ጉድኣት እናበፅሓ ይርከብ።

ዝተፈላለዩ ኣጭርቅቲ ክዳን ኣብ ጎደና ዘርጊሖም እንዳሸጡ እንትኮኑ፣ ኣብ ጎደና ዝሽየጥ ክዳን ዋግኦም ብጣዕሚ ሕሳር እንትኮን ኣገልግሎቶም ግን ሓፂረ ግዜ እዩ።

ብዝሒ ዘለወን ሃይገርን ሚኒባስን መኻይን በብመስርዐን ይርአያ ኣለዋ፡፡ ኣብቲ ከባቢ ሰባት ብበዝሒ ይርአዩ ኣለዉ፡፡ እዚ ተሳፈርትን መኻይንን ብብዝሒ ዝርከቡሉ ቦታ እንታይ ይበሃል?

ካብ ጽኑዕ ዕንጨይቲ ዝተሰርሐ ባህላዊ መንበር ኢትዮጵያ ተራእዩ ኣሎ። እቲ መንበር ካብ ሓደ ዕንጨይቲ ዝተቐርጸ እዩ። እቲ ሕቖ ባህላዊ ጌጽ ወይ ቅርጽታት ኣለዎ፤ መን እዩ ነዚ ዓይነት መንበር ኣብ ባህላዊ ኵነታት ዝጥቀመሉ ነይሩ ወይ ዘሎ?

እቲ ኣስፋልት መንገዲ ብናይ ባዛር ድንዃን ተዓፅዩ ይርአ ኣሎ፡፡ ስለዚ ንትራፊክ መፀገሚ ኩነታት ተፈጢሩ ኣሎ፡፡ ባዛን ኣብ ስፋልት መንገዲ ክኸውን ይግብኦ ዶ ትብሉ?

ዋው ደስ ክብል በራጭቆ። እዚ በራጭቆ እዚ ድማ ንዝተፈላለዩ ክንጥቀመሎም ንክእል ኢና። እዚ ድም ዝተፈላለዩ ናይ ፅሟቅ ዓይነት ክንሰትየሎም ንክእል ኢና።

እዚ ስእሊ እዚ ባህላዊ ባህላዊ ሳዕስዒት ኢትዮጵያ ትግራይ ብፍላይ አብ ከባቢ ተቤን ዓብይ ዓዲ ኮይኑ እቶም ሳዕስዒት ባህላዊ ኽዳውንቲ ተኸዲኖም ኣለዉ።

ኣብዚ ላዕሊ እኩብ መሳርሒታት ቀለም ኣሎ። ኣብ ማእከል ድማ ብብዙሕ ሕብሪ ዝተሰርሑ ዓቢ ስብስብ ቅራፍ ኣሎ። ኣብ ጸጋም ዓቢ ስብስብ ምልክታት ኣሎ። ብየማን ብሕብሪ ዝተመልአ ዓቢ ስብስብ ብርዕን ማርከራትን ኣሎ። ኣብ ማእከል ዘሎ ናይ ሕብሪ መሳርሒ እንታይ እዩ?

ብዙሕ ደብሪ ዘለዎ ህንጻ ኮይኑ፡ ኣብቲ ህንጻ ከም ሆምዋንን ቴክኖን ዝኣመሰሉ ትካላት ኤሌክትሮኒክስ ዝምልከት መወዓውዒታት ተለጢፉ ኣሎ። ኣብ ታሕቲ ጽርግያን ውሑዳት ሰባትን ይረኣዩ።

ኣብ ሓደ ንፁህ ቦታ ባህላዊ ወናብርን ጠረጴዛን ምስ ናይ መመላክዒ ኣትኽልቲ ብሓባር ይርአዩ ኣለዉ፡፡ እዚ ቦታ እንታይ ዓይነት ስራሕ ዝሰርሕ ይኸውን?

ኣብ ናይ ላዕሊ መንድቅ ኣንፑላት ተንጠልጢለን በቢ ደረጅአን ኣለዋ። ኣብ ታሕቲ ተክልታት ኣሎ ካብ ዕትሮ ዝተሰርሐ መጋየፅታትን ካልኦትን ኣሎ እቲ ኣብ መንደቅ ዘሎ ስእሊ ናይ መን እዩ?

ናይ ድኳን መደርደሪ ምስ ናይ ህጻናት ዳያፐርን ናይ ደቂ ኣንስትዮ ጽሬት ፍርያትን ዘርኢ እዩ።.ንውልቃዊ ጽሬትን ክንክን ህጻናትን ዘድልዩ ነገራት ከምዘቕርብ ዘርኢ እዩ።.ኣየኖት ፍርያት ዳያፐር ህጻናት እዮም ንዓበይቲ ህጻናት ዝተዳለዉ?

እዚ ኣብ ሓደ ዓቢ ሓጺናዊ መቅረቢ ዝቐርብ ባህላዊ መግቢ ኢትዮጵያ ዘርኢ እዩ። ኣብ ማእከል እንጀራ ኣሎ፣ ኣብ ልዕሊኡ ድማ ዝተፈላለዩ ሕብራዊ ኣሕምልትን ብንኣሽቱ ቁራጽ ተሰሪዖም ኣለዉ። ኣብ ድሕሪት ክልተ ብርጭቆታት ቢራን ብወርቃዊ መስተ ዝመልአ ብርጭቆታትን ተቐሚጦም ኣለዉ።

ኣብ ትግራይ ካብ ዝርከቡ ባህላዊ መፃወቲ ከበሮ ካብ ቆርበትን ክቢ ሓፂንን ዝተሰረሓ እንትከውን፣ ኣብ ትግርኛ ፀወታ ኣድላይ ዝባሃል መፃወቲ እዩ።

እዚ ኣብ ጫካን ተፈጥሮኣዊ ሃዋህውን ዝርከቡ ባህላዊ ስቲልት ገዛውቲ ዘርኢ እዩ። ላዕሎም ካብ ሓሰር፡ መናድቖም ድማ ካብ እምንን መሬትን ዝተሰርሐ እዩ። እዚ ኣብ ማእከል ነፍሲ ወከፍ ተፈጥሮኣዊ መዓልቲ፡ ንጣር ኣባይቲ ኣደ መሬት ብሰላም ደው ኢሎም ታሪኾም ይዛረቡ።

ብዙሓት ሰባት ባቡር ን ክሳፈሩ ተዘጋጅዮም ኣለዉ ። እታ ባቡር ኣብ ጊኖም ኣላ ። እታ ባቡር እንታይ ዕይነት ነዳዲ ትጥቀም ?

ናይ ኢትዮጵያ ፖስታ ኣርማ ይርአ ኣሎ፡፡ እዚ ኣርማ ኣብ በትሪ ዝተሰክዐ ፓስታ ዝሓዘ ሰብ ዝርአየሉ እዩ፡፡ እዚ ምልክት እንታይ ዓይነት መልእኽቲ የመሓላልፍ?

እቲ ምስሊ ሓደ ክፍሊ ምስ ጉጅለ ተማሃሮ ዘርኢ እዩ። እቶም ተምሃሮ ኣብ ቀይሕ መንበር/ጠረጴዛ ኮፍ ኢሎም ናብ ሰሌዳ ገጾም እንዳተመልከቱን እንዳተኸታተሉን ይርከቡ።

ኣብቲ ፅርግያ እኩብ ሓመድ ዘሎ ኮይኑ ናይ ምብራህቲ ቦሎ እውን ኣሎ ሰማያዊን ፃዕዳ ሕብሪ ዘለዎ እዮ። ኣበይ ከባቢ እዩ ዝርከብ?

እዚ ናይ ፎጣ መደርደሪ ዝነሄ እዚ ድማ ንዕዳጋ ንክሽየጥ ዝተዛጋጀወ እንትኮን ኣብኡ ድማ ዝተፈላለዩ ከለራት ንርኢ ኣለና። ካብዞም ከለራት እዚኦም እንታይ ዓይነት ከለር ደስ ይብለኩም?

እዛ ቶዮታ ላንድ ክሩዘር እዚኣ ብሲአርኤስ (ካቶሊክ ረድኤት ሰርቪስ) እትጥቀም ኣህጉራዊ ትካል ግብረ ሰናይ እያ። ኣብ መስኰት "ኣጽዋር የለን" ዝብል ምልክት እታ መኪና ንድሕንነት ኣፅዋር ኣብ ዘለዎ ቦታታት ከም ዘየላ ዜርኢ እዩ።

ወርቃዊ ሕብሪ ዘለዎም ብረት ቅርጽታት ወይ ኣብ ድሙቕ ሰማያዊ ድሕረ ባይታ ዝተቐመጡ ስልማት ቁራጽ እዮም። እዞም ቁርጽራጻት ጥንታውን ባህላውን ኣኽሱማዊ ወይ ኢትዮጵያዊ ዲዛይናት ዝመስሉ ዝተቐርጹ ምስልታት ኣለዎም።

ባህታዊ ወይባ ነፀልኦም ተዓጢቖም፣ ገዚፍ እምኒ ኣብ ርእሶም ተሸኪሞም ይርአዩ ኣለዉ፡፡ እዚ ኩነት ንህዝቢ ዘራህርህን ምሕረት ንለምን ዝብልን መልእኽቲ ዘሕልፍ ዶ ይመስል?

ብዙሓት በረክቲ ቦታትን ሓመለዋይ ተክልታትን ዘለዎ ቦታ እዩ። ናይ ማእከል ጣውላን ከፍ መበሊ ወንበራትን ኣለው። ኣበይ ከባቢ ዝርከብ ይመስለኩም ?

ፍሉይ ዲዛይን ዘለዎ ህንፃ ቤተ ክርስቲያን ይርአ ኣሎ፡፡ ህንፅኡ መንደቕ እዩ፡፡ ናይ ብሎኬትን እምንን ኣፈላላይ ፅንዓቱ ከመይ እዩ ኢልኩም ትግምቱ?

ኣብ ትግራይ ካብ ዝርከቡ ባህላዊ ቁኖታት ሓደ ዝኮነ ስገም እንዳተባሃለ ዝፅዋዕ እንትከውን ኣዴታት ትግራይ ብፀጉረን ጥራሕ ዝቁኖኖኦ ዓይነት ቁኖ እዮ።

ብዘይካ እቲ ቡን ምቁር መግቢ እውን ኣሎ። ኣብቲ ብየማን ዘሎ ዓቢ ዝተሰፍየ መሶብ ባህላዊ ባኒ ኣሎ፣ ኣብ ቅድሚት ድማ ምናልባት ኬክ ወይ ሃምባሻ ኣሎ። እታ ዘላ ሰበይቲ ብሰንኪ ኣከዳድናኣ ፍሉይ ኣጋጣሚ ትጽንብል ትመስለካ?

ካብ ሓደ ዓብዪ እምኒ ዝተቐርፀ እዩ፤ ዓምድታትን ቅስትታትን መናድቕን ናይቲ ህንጻ ኩሎም ኣካል ናይቲ እምኒ እዮም። እዚ ቦታ እዚ ክሳብ ሕጂ ብኢትዮጵያውያን ኦርቶዶክስ ተዋህዶ ክርስትያን ንኣምልኾ ይጥቀሙሉ። እዘን ኣብያተ ክርስቲያናት "ሓዳስ ኢየሩሳሌም" ዝባሃላሉ ምኽንያት እንታይ እዩ?

ኵምራ ንኣሽቱ ብጫ ዕንጨይቲ መስቀላት። እዞም መስቀላት ኣብ ልዕሊኦም ንኣሽቱ ቅርጻታት ኣለዎም። ንመንጠልጠሊ ኣብ ዝውዕሉ ጸሊም ፈትሊ እውን ይተሓሓዙ። እዞም ኣቑሑት ኣብ ጻዕዳን ረሳሕን መሬት ኮፍ ኢሎም ይረኣዩ።

ኣብቲ ዝርአ ኣቕሓ መጽሓፍ እዩ። ኣብታ መጽሓፍ ዘሎ ጽሑፍ ብሰንኪ ጽሬት ናይቲ ምስሊ ግን እቲ ጽሑፍ ብንጹር ኣይርአን እዩ። ሕብሪ ገጽ ናይቲ መጽሓፍ ብላዕሊ ሰማያዊ፡ ብታሕቲ ድማ ብጫ እዩ። ኣብ ስእሊ እንታይ ኣሎ?

ኣብ 6ይ ክፍለ ዘመን ድሕሪ ልደተ ክርስቶስ ድማ ናብ ገዳም ክርስትና ተቐይሩ። ናይ ኢትዮጵያ ኦርቶዶክስ ተዋህዶ ቤተክርስትያን ኣላ። እቲ ጥንታዊ ቤተ መቕደስ ያሃ ብዘይ ጭቃ ዝተሃንጸን ንዘመናት ከም ዘይተበላሸወን ዝጸንሐ ምኽንያት እንታይ እዩ?

እዚ ዝተርኣየ ክቢ ህንፃ ኣካል ሎጅ ውቕሮ ኣብ ክልል ትግራይ እዩ። ስለምንታይ እዚ ዓይነት ስራሕ እምኒ ኣብ ዘመናዊ ህንፃታት ኢትዮጵያ ብሰፊሑ ዘይውዕል?

ኢነትረ መኪና ትርአ ኣላ፡፡ ኢነትረ ኣብ ታሪክ መኪና ነዊሕ ዕድመ ዘለወን እየን፡፡ እዘን ኣብ ከባቢና ዘለዋ ኢነትረ መኻይን ኣብ ምንታይ ዓይነት ስራሕ ተዋፊረን ይረአያ?

እዚ ዓይነት ኣውቶቡስ "Superdeck" ወይ (Salam Bus) ተባሂሉ ይፍለጥ፤ ከም ኣየር መቀየሪ፡ ምድቃስ መንበር፡ መዘናግዒ ምርኢታትን ነጻ ምቁር መግብታትን ዝኣመሰሉ ምቹኣት ነገራት ኣለዉዎ።"ሰላም ኣውቶቡስ" ኣየኖት ዓለምለኻዊ መዳረግቲ ቦታታት እያ ተገልግል?

ጻዕዳ ሕብሪ ዘለዎን ጸሊም ላዕለዋይ ክፋልን መትሓዚን ዘለዎ ዘመናዊ ቲቪ ስታንድ ዘርኢ እዩ። እቲ ኣቕሓ ሓያሎ ሳጹናትን መኽዘንን ኣለዎ። ኣብ ላዕሊ ዘሎ ኣብ ቲቪ ስታንድ ክንደይ ጸሊም መትሓዚ ሳጹን ይርአ?

ክልተ ኣፍራስ (ሓደ ቡናዊ ሓደ ጻዕዳ) ምስ ሓደ ሰብኣይ ኣብ ዓውዲ የኽይዱ ይረኣዩ። እቲ ዓውዲ ብደረቕ እኽሊ ዝተሸፈነ ኮይኑ ብድሕሪት ድማ ዓበይቲ ቁሚቶታት እኽሊ ኣለዉ። እዞም ኣፍራስ ንምንታይ ካብ ከፍቲ ተመሪፆም?

ግዝፍ ዝበለት ጀበና ኣብ ዝተመላከዐ መቐመጢ ትርአ ኣላ፡፡ ጀበና ዳርጋ ኣብ ናይ ኩሉ ትግራዋይ ገዛ ትርከብ መሰረታዊ ናይ ገዛ ኣቕሓ እያ፡፡

ብድሕሪ እቶም ክልተ ባዓል ስልጣናት ሰባት ናይ ዝተፈላለዩ ሃገራት ባንዴራን ናይ ኢትዮጵያ ሃገርና ባንዴራን እውን ኣሎ። ናይ ኢትዮጵያ ባንዴራ ክንደይ ዓይነት ሕብሪ ኣለዋ ይመስለኩም?

ኣብ ኢትዮጵያ ካብ ዝርከቡ ሃይማኖታት ሓደ ኦርቶዶክስ ተዋህዶ ክርስትያን ኣቅሽሽትን ኣመንቲ ደቂ ኣንስትዮን ደቂ ተባዕትዮን ኣብ ቤተ-ክርስትያን ፃዕዳ ክዳን ተከዲኖም ፀሎቶም እንዳብፅሑ እዩም።

ብዝተፈላለየ ሕብሪ (ሮዛ፡ ቀይሕ፡ ወርቂ፡ ጻዕዳ፡ ሰማያዊ) ዘለዎም ባሎናት ዝተሰለመ ኮይኑ፡ ንብሩህ ወርቃዊ መጋረጃ ድማ ከም ድሕረ ባይታ የገልግል። ዕድመ ናይቲ ልደት ድግስ ከመልክት ይኽእል። እዚ ዓይነት ውድብ መብዛሕትኡ ግዜ ንመን እዩ ዝካየድ?